መሰረታዊ ልምዓታት ማለት ሰባት ብኣገዳስነት ክጠቅሙ ዝክእሉ ነገራት እንትኮኑ ንኣብነት ከም ማይ ግልጋሎት፣ መብራህቲ ሓይሊ፣ ትራንስፖርት እዚኣቶም መሰረታዊ ልምዓታት ይበሃሉ።

ገዛን መንበርን - ገዛ ማለት ካብ ፀሓይ፣ ካብ ቁሪን ካብ ንፋስን ዝከላከለልና ዝክእል እንትከውን፤ መንበሪ ድማ ንዕለታዊ ንሮና ክንደፍአሉ እንክእል ቦታ ማለት እዩ፡፡

ታሪኽ ማለት ናይ ሓደ ማሕበረሰብ ሑሉፍ ህይወት ዝገልጹ ክኮን ከሎ ተፈጥሮ እንደገና ሰብ ክሰርሖም ዘይክእል ብተፈጥሮ ዝተፈጠሩ ክኾኑ እዮም ከም ጎቦ ሩባ ዝኣመሰሉ እዮም

ጉዕዞ፣ ቱሪዙምን ስደትን፡- ጉዞ ማለት ካብ ሓደ ቦታ ናብ ሓደ ቦታ ዝግበር ምንቅስቃስ እንትከውን፤ ቱሪዝም ድማ ኣብ ሓደ ቦታ ዝርከቡ፣ ኣብ ሓደ ዓዲ ዝርከቡ ተፈጥራኣዊን ሰብ ስራሕን መስሕባት ምህዋፅ ማለት እዩ፡፡ ስደት ድማ ካብ ዓዲ ውሽጢ ናብ ካሊእ ዓዲ ዝግበር ፍልሰት እዩ፡፡

ጥበብን ባህልን ጥበብን ማለት ናይ ሓደ ማሕበረሰብ ወይ ናይ ውልቀሰብ ናይ ኢድ ውፅኢት እንትኸውን ባህሊ ድማ ናይ ሓደ ማሕበረሰብ ኣከዳድና፣ ላሃጃ ፣ ዘረባ ዝገልፅ እዩ።

መሰረተ ልምዓት ማለት ብቆዋሚ ደረጃ ንህዝቢ ከገልግሉ ዝክእሉ፤ ንኣብነት መብራህቲ ፣ማይ ዝኣመሰሉ መሰረታዊ ልምዓታት ይባሃሉ።

ማሽናት ፡- ማሽናት ማለት ብኤሌትሪክ ንክሰርሑ ዝክእሉ እንትኮኑ ናይ ወዲ ሰብ ማዓልታዊ ንሮ ከቃላጥፉን ከፋጥኑን ዝክእሉ ነገራት እዮም፡፡